ዋው ብጣዕሚ ደስ ትብል ማሽን ኢና ንርኢ ዘለና። እዛ ማሽን እዚአ ድማ አብ ማእከል ናይ ሕርሻ ቦታ ኮይና እቲ እኽሊ እናዓፀደትን ከምኡ ድማ እናፅረየትን እንትርከብ ።

እዚ ምስሊ ኣብ ዝተኸልከለ ሓፁር መናእሰይን ህፃናትን ይረኣዩ።

ዋው ብጣዕሚ ደስ ዝብል ባህላዊ መጫወቲ ቦታ ኢና ንርኢ ዘለና፤ እዚ ባህላዊ መጫወቲ እዚ ድማ ገበጣ ይብሃል፤ ከምቲ ንርእዮ ዘለና ዝተፈላለዩ ዓይነት ቅርጺ ድማ እንኤዎ።

ዋው! ብጣዕሚ ደስ ዝብሉ ዓይነታት መሳርሒ ፅሕፈት ኢና ንርኢ ዘለና እዞም መሳርሒ ፅሕፈት ድማ ደፍተር ኮይኖም ዝተፈላለየ ቅርፅን ሕብርን ድማ ዝወነኑ እዮም።

እቶም እንሪኦም ዘለና ጫማ ንዓይንካ ብዙሕ ዝስሕቡ ኣይኮኑን፣ ከምኡ ድማ ፀለምቲ ብምኳኖም ድማ ሓደ ተፀላእቲ ክገብሮም ዝክእል መለክዒ እዩ፡፡

ዋው ደስ ባሀሊ ብጣዕሚ ደስ ዝብል ባንዴራ ኢና ሪኢና እዚ ባንዴራ ድማ ናይ ሕብረት ኣፍሪካ ወይ ድማ ኣፍሪካውያን መግለፂ እዩ፡፡

ዋው ብጣዕሚ ደስ ዝብል ባንዴራ ኢና ንሪኢ ዘለና። እዚ ባንዴራ እዙይ ናይ ኢትዮጵያ ብሄራዊ ባንኪ ባንዴራ ኮይኑ መብዛሕትኡ ክፋሉ ድማ ብፀሊም ሕብሪ ዝተሸፈነ እዩ።

ዋው! ብጣዕሚ ደስ በሃሊ እዘን እንሪአን ዘለና ደቂ ኣንስትዮ ኣብ ትምህርቲ ሰዓት ኮይነን ነሕድሕደን ድማ ብዛዕባ ትምህርተን እንዳተጠያየቃን እናተረዳድአን ይርከባ፡፡

እዚ ገዛ ዚ ፅሬት ይኹን መልክዕ ዘይብሉ ኮይኑ ዝኣረገ እውን እዩ።

ከምቲ እንሪኦ ዘለና እዚ ቦታ እዚ ብጣዕሚ ዘፅልእ መልከዑ ዝተፈላለዩ ዓይነት ጓሓፍ እዩ ሒዙ ዘሎ። እተን ዓበይቲ ማሽናት ድማ እዙይ ንምእላይ እየን ተዛጋጅየን እንሄዋ።

ዋዉ ብጣዕሚ ደስ ዝብሉ ኣቁሑት ናይ ገዛ ኢና ንርኢ ዘለና እዞም ኣቁሑት ናይ ገዛ ዉጺኢት ጣዉላ ኾይኖም ብጣዕሚ ደስ ዝብል ሕብርን ቅርፅን ድማ ኣለዎም።

እዚኦም ስደተኛታት ኮይኖም ኣብ ሓደ ቦታ ተኣኪቦም ይርከቡ። ጫማ ዘይብሎም ይርከብዎም።

እቶም እንሪኦም ዘለና ሰባት ኣብ መኪና ኮይኖም ሕጊ ንምኽባር ካብ ቦታ ናብ ቦታ እናተንቀሳቀሱ እዮም ዝረከቡ።

እቲ ንሪኦ ዘለና ህንፃ ዝተፈላለዩ ኢ ዓይነታት ቅርፂ አ ዝወነኑ ኮይኑ ኮይኑ ግን ኣብ ዝተወድአ ስዓት ኣይኮኑን ዝኒአዉ ዝተፈላለዩ ዝቐረዩ ነገራት ይርከቡ፡፡

እዞም ኣብ ቅድሜና ንሪኦም ዘለና ሰባት ብሄረሰብ ጉራጌ እዮም። ብኣካዳድነኦምን ዓይነት ሳዕሲዒቶምን ድማ ፍልይ ብዝበለ?

ዋው ብጣዕሚ ደስ ዝብሉ ማሕበረሰብ ኢና ንርኢ ዘለና እዞም ማሕበረሰብ እዚኦም ኣብ ከይዲ ምልማዕ መሬት ይርከቡ፤ መሬቶም ድማ እንዳሓረሱን እንዳላሳለሱን ይርከቡ።

ዎዎ! ብጣዕሚ ደስ ዝብላ ባህላዊ መጓዓዝቲ ኢና ንርኢ ዘለና፤ ካብዘን ባህላዊ መጓዓዝቲ ድማ ከምኒ ብዓል ኣድጊ ፣በቅሊ ይርከባ፤ ኣብ ዝባነን ድማ ዝተወሰነ ሽክሚ ሒዘን ይርከባ ።

እቲ እንሪኦ ዘለና ኣቅሓ ፌርኖሎ ይባሃል፡፡ ኣብ ኢ/ያ ካብቶም ኣለው ዝብሃሉ መሳርሒታት ናይ ገዛ ኣቅሑ ኮይኑ ምግቢ ንምብሳልን ፀብሒ ንምስራሕን ድማ ይጠቅም?

ዋው ብጣዕሚ ደስ ዝብል ቤተ ክርስትያን ኢና ንርኢ ዘለና፡፡ ኣብዚ ቤተ ክርስትያን እዚ ድማ ኣመንቲ ኦርቶዶክስ ተዋህዶ እምነቶም እንዳብፅሑ እዮም ዝርከቡ፡፡

እዞም እንሪኦም ዘለና ማሕበረሰብ ብጣዕሚ ዝተጨናነቀ ቦታ ኮይኖም ዝተፈላለዩ ዓይነታት ፍራፍምረ ሒዞም መሸጣ ኣዳልዮም ይርከቡ። ከምኡ እውን ድማ እቲ ኸባቢ ክንሪኦ ከለና ድማ ብጣዕሚ ብዙሕ ዝስሕብ ኣይኮነን እዩ።

ከምቱ ንሪኦ ዘለና እዚ ማእከል ሕክምና ኣለርት ናይ ሃንደበታዊ ሓደጋ ሕክምና እዩ ዝህብ::

እቲ ንሪኦ ዘለና ቦታ ብጣዕሚ ዝተጨናነቐ ቦታ ኮይኑ ብመኻይንን ብሰባትን ድማ እቲ መስመር ፅርግያን ካብ ፅርግያን ወፃኢ ዘለው ሰባት ድማ ብፅዑቕ እናተጓዓዙ እዮም ዝርከቡ።

ዋው! ብጣዕሚ ደስ ዝብል መንበሪ ገዛ ኢና ንርኢ ዘለና. አብ ዉሽጡ ድማ ዝተፈላለዩ ዓይነታት አቑሑ ሒዙ ይርከብ:: ከም በዓል ዓራት፣ ፍራሽ ዝበሉ አቑሑታት ድማ ሒዙ ይርከብ ።

እዞም ንሪኦም ዘለና ማሕበረሰብ ዝተፈላለየ ዓይነታት ሕብሪ ዘለዎም ክዳን ተከዲኖም ይርከቡ:: ብዙሕ ድማ ዓይንካን ንዉሽጥካን ዝስሕቡ ዓይነታት ክዳን ኣይኮኑን።

እቶም እንሪኦም ዘለና ማሕበረሰብ ተኸተልቲ እምነት እስልምና ኮይኖም ዝተፈላለየ ዓይነታት ሕብሪ ዘለዎ ክዳን ተኸዲኖም ድማ እንዳተጎዓዙ እዮም ዝርከቡ።

ዋው ብጣዕሚ ድስ ዝብሉ ማሕበረሰብ ኢና ንሪኢ ዘለና ኣብቲ ብጣዕሚ ደስ ዝብል ቦታ ኮይኖም ሰብኣይ ምስ ሰበይቲ ምስደቆም ኮይኖም ብጣዕሚ ብፍሽክታ ዝተመልኦ ኣብቲ ቦታ እንደሕለፉ እዮም ዝርከቡ።

ዋው! ብጣዕሚ ደስ ዝብሉ መጋየፂታት ኢና ንርኢ ዘለና። ዝተፈላለየ ዓይነታት ሕብሪ ዘለዎም ዓይነታት ስፈን ዝተፈላለዩ ዓይነት ሕብሪ ዘለዎም ኣጭርቕትን ድማ እኔዉ።

ዋው ብጣዕሚ ደስ እትብል ጎርዞ ኢና ንሪኢ ዘለና፡፡ እዛ ጎርዞ እዚኣ ዝተፈላለየ ዓይነት ሕብሪ ዘለዎ ክዳን ተኸዲና ብጣዕሚ ደስ ብዝብል መልክዑ እያ ትርከብ ።

ዎዎ! ብጣዕሚ ደስ ዝብሉ ዓይነት ጫማ ኢና ንርኢ ዘለና እዞም ጫማ እዚኦም ዝተፈላለዩ ሕብሪ ዝወነኑ ኾይኖም ብቕርጾም ድማ ብጣዕሚ ደስ ብዝብል መልኩዑ ንዉሽጢ ከሕጉስ ዝክእል ቅርጺ ኣለዎ።

እዘን እንሪኣን ዘለና ዓይነት ደርሁ ብጣዕሚ ንዓይንካን ንውሽጥካን ደስ ዝብላ ኮይነን ብሕብረን ድማ እቲ ወዲ ተባዕታይ ፃዕዳ ሕብሪ ዘለዎ ኮይኑ እተን ደቂ አንስትዮ ድማ ናብ ቀይሕ ዓይነት ሕብሪ ዘለዎን እየን።

እዘንንሪኣን ዘለና መኻይ ብዓይነተንን ብግዝፈተንን ፈልይ ዝበላ ኮይነን ንነዊሕ ቦታ ድማ ዝተፈላለየ ኣቑሑት ሒዘን ክጓዓዛ ዝኽእላ እየን።

ዋዉ ብጣዕሚ ደስ ዝብል መንበሪ ገዛ ኢና ንርኢ ዘለና። እዚ ገዛ እዚ ድማ ዝተፈላለዩ ዓይነታት ኣቁሑት ገዛ ሒዙ ይርከብ ከምኒ በዓል ጠረጴዛ ከምኡ ድማ ብጣዓሚ ደስ ዝብል ዓራት እዉን ይርከብ።

እተን ንርእየን ዘለና ደቂ ኣንስትዮ ዝተፈላለየ ዓይነታት ብጣዕሚ ደስ ዝብሉ ሕብርታት ዘለዎም ክዳዉንቲ ተከዲነን ፀጉረን ድማ ተሸፊነን እናተጓዓዛ እየን ዝርከባ ።

እቶም ንርእዮም ዘለና ሰባት ኣብ ናይ ኢትዮጵያ መክበርቲ ሕጊ ኮይኖም ኣብ ኢዶምን ኣብ ዝተፈላለየ ኣካላት ሰውነቶም ድማ ዝተፈላለዩ ዓይነት መሳርሕታት ኩናት ሒዞም ይርከቡ።

ከምቶም ንርእዮም ዘለና ሓደ ወድን ክልተ ደቂ ኣንስትዮን ይርከቡ፡፡ ተፈላለየ ኣይነት ቅርፂ ዘለዎ ክዳን ድማ ተከዲኖም ኣለው። ብዙሕ ድማ ንዓይንካ ዝስሕብ ኣይኮነን እዩ፡፡

ዋው !ብጣዕሚ ደስ ዝብል አርማ ኢና ነርኢ ዘለና። እዚ አርማ እዚ ናይ ቢሮ ትምህርቲ ኮይኑ ዝተፈላለዪ ዓይነት ሕብሪ ድማ ዝወነነ እዩ ከም በዓል ሰማያዊ፣ ቢጫ ፣ፃዕዳ ሕብርታት ድማ ዝወነነ እዪ ዘሎ።

ከምቲ ንሪኦ ዘለና እዚ ቦታ እዚ ብጣዕሚ ንዓይንኻ ብጣዕሚ ደስ ዝብል ቦታ እዩ ፤ ዝተፈላለዩ ዕድመ ዘለዎም ዓበይትን ህፃውንትን ድማ ኣብኡ ኣብዚ ቦታ እዚ ይርከቡ።

እቲ እንሪኦ ዘለና መራሒ ፖለቲካ ኣቶ ጌታቸው ረዳ ይባሃል፡፡ ኣብ ናይ ትግራይ ግዚያዊ ምምሕዳር እዩ ድማ ዝሰርሕ፡፡

ዋዉ ብጣዕሚ ደስ ዝብሉ ማሕበረሰብ እናርኣና ኢና ንርከብ መብዛሕቲኦም ድማ ፃዕዳ ነፀላን ክዳዉንትን ዝተከደኑ ኮይኖም ጫማ ዘይብሎምን ጫማ ዝረገፁን ድማ እንሄዉ ።

እዚ ንሪኦ ዘለና ቦታ በጣዕሚ መፍሪሒ ቦታ እዩ ። እሳተ-ጎሞራ ዝለዓለሉ ቦታ እዩ እኒሆ። ሓዊን ከምኡ ድማ ዝወፅእ ትኪ እንሄዎ።

ከምቶም ንሪኦም ዘለና ዝተፈላለዩ ዓይነት ሕብሪ ዝወነኑ መሕፀቢ ክዳን ኢና ንሪኢ ዘለና:: ንመብዛሕቲኦም ድማ ከም በዓል ፈሳሲ ሳሞና ዝበሉ ይርከቡ::

ዋው ብጣዕሚ ደስ ዝብላ መካይን ኢና ንሪኢ ዘለና እዘን መካይን እዝይኤን ኣብ ናይ ነዊሕ ጉዕዞ እንትከውን እንተሎ ህዝቢ ካብ ቦታ ናብ ቦታ ንምምልላስ ዝጠቅማ እየን።

እዚ ንርእይዮ ዘለና ትካል ጥበብ ናይ መኪና መለዋወጢ ኣቁሑ እዩ ዝብሃል። ዝተፈላለዩ ኣቁሑ ድማ ሒዙ ይርከብ።

ኣብዚ እንዕዘቦ ድማ ዝተፈላለዩ ናውቲ ትምህርቲ ኣለው፡፡ ንኣብነት ኬሚሰትሪ፣ ማተማቲክስ፣ ባዮሎጂ፣ ስቪክስ፣ እኒ ጂኦግራፊ ዝኣምሳሰሉ ንተምሃራይ ክሕግዙ ዝክእሉ ዓይነት መፅሓፍቲ ኣለው፡፡

ዎዎ ብጣዕሚ ደስ ዝብሉ ማሕበረስብ እናረኣና ኢና ንርከብ እዞም ማሕበረሰብ እዚኦም መኼዳ ኣብ ሕርሽኦም እና ኬይዱ እዮም ዘለዉ ዝተፈላለዩ ብጣዕሚ ቡዙሓት ኣቡዕርን ብጣዕሚ ቡዙሓት ሰባትን ድማ ሒዞም ኣለዉ።

ዋው! ብዋዕሚ ደደስ ዝብሉ ኣቁሑት ናይ ገዛ ንሪኢ ዘለና እዞም ኣቁሑት እዚኣቶም ድማ ኣቅሑት ናይ ቡና ኮይኖም ብስራሕቲ ጣውላ ዝተሰርሑ ኮይኖም ዝተፈላለዩ ቅርፂ ዓይነታት ድማ ዝውንኑ እዬም።

እታ ንሪኣ ዘለና መርከብ ብጣዕሚ ብዝተፀዓቐ ኩነታት ዝተፈላለዩ ብጣዕሚ ብዙሓት ክበሃሉ ዝኽእሉ ሰባት ሒዛ እናተጓዓዘት እያ ትርከብ፡፡ እቶም ሰባት ድማ ብዝተፀገሙ ኩነታት ኮይኖም ከምዘለዉ የርድእ ፡፡

ከምቲ እንሪኦ ዘለና እዚ ጫማ እዚ ናይ ባዕሉ ቅርፅን ሕብርን ዝወነነ ኮይኑ። ክትሪኦ እንተለካ ግን ቡዙሕ ንዓይንካ ዝስሕብ ኣይኮነን ። ምስቲ ባህሊ ናይና እውን ብዙሕ ዝከድ ኣይኮነን።

ከምቲ እንሪኦ ዘለና ዝተፈላለዩ ዓይነት ተሽከርከርትን እናተጓዕዛ እየን ዝርከባ ኣብ ዝባነን ድማ ዝተፈላለየዩ ዓይነት ኣቑሕት ዝፀዓና እየን ዝኒኤዋ። ከምኡ ውን ድማ ናይ ህዝቢ ናይ ሰብ ዝፀዓና ተሽከርከርተቲ እውን

እቲ ንርእዮ ዘለና ገዛ ብጣዕሚ ደስ ብሃሊ ንመነባበሮ ብጣዕሚ ዝስሕብ እዩ:: ባህላዊ ገዛ እዩ በባህላዊ ኣፀዋወዓ ድማ ኣጉዶ እንዳተባሃለ ይፍለጥ ዝተፋላለየ ሕብርታት ደሞ እንሂዎ::

መሰረተ ልምዓት ናይ ሓንቲ ዓዲ ናይ ህላወ መግለፂ እዩ ፡፡ስለዚ ሓንቲ ሃገር እንድሕር ድኣ እኩል መሰረተ ልምዓት ሃልይዋ ኮይኑ ህዝባን ማሕበረሰባን ብዘይጭንቀት ክነብር ይገብር እዩ፡፡

እዞም እንርእዮም ዘለና ማሕበረሰብ ኣብ ማዕኸል ዕዳጋ እዮም ዝርከቡ። ኣብ ማዕከሎም ድማ ዝተፈላለዩ ንዕዳጋ ክኾኑ ዝክእሉ ፍርያታት ሒዞም ይርከቡ ።ካፍቶም ፍርያታት ድማ ከምኒ በዓል ሽጉርቲ ሒዞም ይርከቡ።

ከምቲ ንሪኦ ዘለና ብጣዕሚ ደስ ዝብል ማእኸል ዕዳጋ ኢና ንርኢ ዘለና ዝተፈላለዩ ዓይነታት ኣትክልትን ፍራምረን ድማ ኣብ ውሽጡ ሒዙ ይርከብ እኒ በዓል ባናና ወይኒ ከምኡ ውን ደማ ፓፓየ ሒዙ ይርከብ ።

ዶ/ር ብርሃኑ ነጋ ይባሃሉ፡፡ ኣብ ናይ ኢትዮጵያ ክፍሊ ትምህርቲ ሓላፊ ኮይኖም ኣብዚ ሕዚ ሰዓት ድማ ናይ 12 ክፍሊ ውፅኢት እንዳሕለፉ እዮም ዝርከቡ፡፡

እዞም ንሪኦም ዘለና ማሕበረሰብ ኣብ ብጣዕሚ ደስ ዝብል ቦታ ኮይኖም ሓደሽቲ ፈልስታት ድማ እናተኸሉ ይርከቡ፡፡

እታ ንሪኣ ዘለና ሰበይቲ ኣብ ምምሕዳር ከተማ ኣዲስ ኣበባ ኣቦ ወንበር እያ። ወይዘሮ ኣዳነች ኣበበ ትበሃል። ስራሕታ እዉን ፅቡቅ ከምዝኮነ እዩ ዝውረየላ ።

ዋዉ ! ብጣዕሚ እዩ ደስ ዝብል ባህላዊ መስተ ኢና ንሪኢ ዘለና እዚ መስተ እዚ ስዋ ይበሃል። ብሕብሩን ብዓይነቱን ብጣዕሙን ድማ ዝተፈለየ ጣዕሚ አለዎ።

ዋው! ብጣዕሚ ደስ ዝብል ብስራት ትውልዳ ኢ/ያዊት ዝኮነት ናኦሚ ግርማ ኣብ ናይ 2020 ዓ/ም ፈረንጂ ኣብ ናይ ኤሜሪካ ዝበለፀት ተፃወቲ መናእሰይ ናይ ኮይና ተመሪፃ ኣላ፡፡

እቲ ንሪኦ ዘለና ምግቢ ተቐሪቡ ይርከብ፡፡ እዚ ምግቢ ድማ ዘይበሰለ ስጋ ምስ ተፈላለዩ ዓይነት ጣዕሚ ዘለዎም በርበረን ድማ ተዳልዩ ይርከብ፡፡

ከምቶም ንሪኦም ዘለና ዞም ኣቁሑት እዚኦም ኣቁሑት ናይ ገዛ ኮይኖም፣ ኣብ ዓራት ከም መተርኣሲ ኮይኖም ድማ የገልግሉ፣ እቲ ሕብሮም ድማ ክንሪኦም ደስ ዝብል ሕብሪ እዩ ዘልዎም።

ዋው ብጣዕሚ እዩ ደስ ዝብሉ መሳርሕታት ፅሕፈት ኢና ንርኢ ዘለና ከምኒ በዓል እስክርቢቶ ፣ እርሳስ ዝበሉ ድማ ይርከብዎ።

ብጣዕሚ ደስ ዝብሉ መጋየፅታት እናርኣና ኢና ንርከብ ዝተፈላለየ ዓይነታት ሕብሪ ድማ ዝወነኑ እዮም ከም'ኒ በዓል ቀይሕ ፣ፃዕዳ ዝበሉ ሕብርታት ድማ ዝወነኑ እዮም ።

ዋው ብጣዕሚ ደስ ዝብል እ ገዛ ኢና ንሪኢ ዘለና እዚ ገዛ እዙይ ድማ ዝተፈላለዩ ቅርፅን ሕብርን ዘለዎም መጋየፂታት ድማ ተጋይፁ ይርከብ፡፡

እዙ ንርእዮ ዘለና ማኅወርያ ሚድያ ቲግቶዂ በሃል ኣብዙ ሰዓት እዙይ ድማ ጥዕሚ ንብዙኅ ቦታ ሸፍኑ ይርከብ መውዙሕቲ መሓወረ ሰብ ድማ ኣተጠቖመሉ ይርከብ።

ከምቲ እንግርያ ዘለና ስተፈላለያ ኣይነታቲ ማሽን እናራእናእና ኣብ ቅድሚኦን ድማ ስተፈላለያ ኣይነቲ ቕርጽ ዘለዎም በላሕቲ ኣይነት ሓጺእናት ነይዎም

ዋብ ብጥዕሚ ደሱሉ ማኅብረ ሰቢና ን ርኢ ዘለና ኣብ ማኸል ዕዳጋ ድማ እንዳተንቃስቛስ እየም ዘርከዉ መዙኅትን ኣዴታት የን ዘኔዋ ኣብ ርእሰን ድማ ነጸላ ዘተሽፈና እየን ዘነዋ

እቶም ንርእዮም ዘለና ሰባት ኣብ ጕዕዘ ይርከቡ ዝተፈላሌየ ዒነት ጾታ ዝወነንኾይኖም ዓበይትን ኣና እሽተን ቖልዑ ድማ እኔእውዎ።

ከምቲ ንርእዮ ዘለና እዛ ኣዶ እዚኣ ኣብ ወፍሪ ዓፂድ እያ ትርከብ፡፡ ዝተፈላለዩ ዓይነታት ምህርቲ ድማ እናኣከበት ትርከብ፡፡

ዋው ብትዓም ደስ ብሉ ዓይነታት ሕንፃኢና ንርኢ ዘለና ዝተፈላል ዓይነታት ቕርጽን ቆሙትን ዝወነኑ ኾይኖም ኣብቲ ወሰን ኣብ ግሮም ድማ ዝተፈላል ዓይነታት ግልጢሕ ዘምይርገ

ዋው ብታዕሚ ደስ ዝብሉ ኣመንቲ ወርተድክሥ ተውሃዶ ኢና ንርኢ ዘለና እዞም ኣመንቲ እዚኣቶም ድማ ሥርዓተ መርዐኦም ኣብ ቤተ ክርስቲያን ብመልከዕ ተኽሊል እንዳፈጾምዎ እዮም ዙርከቡ

እቶም ንርዮም ዘለና ሰባት መኽበርቲ ሕጊ ኾይኖም ብፍላይ ድማ ኣብ ናይ መኻይን መጕዕ እዚያ ወይ ድማ ተሽከርከርቲ ዝፍጠር ጐንፅታት ወይ ድማ ሓደጋታት ዝቋጻጸር እየ፡፡

እቲ ንርእዮ ዘለና ነውራህቲ ካብቶም ኣለዉ ዘበሃሉ ዓኔታት መብራህቲ ኮይኑን ኣብ ጸልማት እዋን ድማ ነርኁቕ ከብርህ ዝኽእል እዩ።

እዙይ ንርእዮ ዘለና መንበሪ ገዛ ባህላዊ መንበሪ ገዛ ወኑ ብጣዕሚ ደስ ዝብል መንበሪ ገዛ እዩ ብሣዕሪን ብኦምን ድማ ዝተሠርሐ እዩ።

ኣብዙይ ንርእዮ ዘለና ገጸ መሬት ብዙሕ ዘስሕቡ ሕብርታት ኣይኮንን ከም ኮይኑግን ከምእኒ ቈጻል ቀይሕ ዘወነኑ ኣይነት ሕብርታት ኣለዉ።

እታ ንርያ ዘለና ኸዓ መሣርሒቲ ሕንፃ ኾይና ዝኾነ ኣቐዓ ድማ ግዝፎትን ቁሞቱን ምልካ ትጠቕመና፡፡

እዝ ንርእዮ ዘለና ማእኸል ዳጋ ዝተፈላሊ ዓይነታት ንምግቢ ዝውዕሉ ብሹጓት ምግቢ ይርከብ።

ኣብዚ ድማ ኸምቲ ንዕ ዝበ ዘለና ማኸል ዳጋይእዮ እቶም መሓብሪ ሰብ ድማ ይሽጡ ይሸጡ ልዉጥ እየም ዘለዉ ንእብነት ከምደሮ ጓቕሖ ኣመሰሉ ዕዲጊታት ድማን እዩ።

ወሃዊ ጥዕሚ ድስ ዝብል ኣደ ንደቃ ምግቢ ኣብ ሲላ ንመሃብ ተዳልያ ትርከ እቶም ደቃ ድማ ክንርእዮም ክለና ኣብ ትምህርቲ ንክኸዱ ዝተዳልዉ ይሞስሉ

ዋው ብጥዕሚ ደስብል ምግ ኢና ንርኢ ዘለና ኣብዝ ምግዝ ድማ ዝተፈላለ ዓይነታት ምግብ ኣለው። በዓል እንጀራ ዘይተጠበሰ ሥጋን በርበሬን ድማ ይርከቡ።

ዋው ብጥዕሚ ደስ ዝብል ምግቢ ኢና ንርኢ ዘለና ኣብ ጐኑ ድማ ዝተፈላለዩ ዓይነታት ምግቢ ኣለዎ ።ኸምኒበዓል ሥጋ ዝተፈላለዩ ኣኅሜልትን ፍራምረን ድማ ዙሕፍ ዘይኒእ

እቲ ንርእዮ ዘለና ባንዴራ ኣብ ኢትዮጵያ ካብ ትርከብ ቤንሻንጕል ግሙዝ ዝተብሃለት ክልል ኮይኑ ዝተፈላሌየ ዓይነታት ሕብሪ ድማ ዘወነነ እዩ። ናይባዕሉ ዝብሎም ከም ኒብዓል ቈጻል ፣ቀይሕ፣ ብጫ፣ ጸሊም ሕብርታት ድማ ዘወነነ እዩ ።

እቶም ንርእዮም ዘለና ሰባት ነጋዶ ኾይኖም ይስተፋላለዩ ዓይነቲ ፍርያታት ድማ ኂዞም ይርከቡ ንእብነት ከምኒ በዓል ቊወስጣ ሥላጣ ከምን ድማ ናይ ደጋ ኣቝሑት ኂዞም ይርከቡ::

ዋ ብታዕ ሚ ደስ ዝህሉ ማኅበረ ሰብ ኢና ንርኢ ዘለና ዘማኅበረ ሰብ ድማ ኣብ ከይዲ ሣዕ ስዒእትይርከቡ ኣብ ኢዶም በትሪ ኂዞም ከምኡ ድማ ዓድዒይነት ግዳን ተኸዲኖም ባህሎም እናኸበሩ እዮም ድርከቡ።

ዘን ንሬእን ዘለና ደቀ ንስትዮ ብጥዕሚ ድስ ዝብላ ከምኡ ድማ ፃዕዳሕ ዓይነት ኅብሩ ዘለወክዳን ተኸዲነን ይርከባ። ሓንቲ ድማ ኣፍሊ ብዘለት ካብኣትን ኣብ ኢዳ መሣርሒ ኲናት ኂዛ ትርከ።

ብጣዕሚ ደስ ብሃሊ ስነስርዓት ዘለዎ ምኣዲ እዩ እዚ ድማ ዝተፈላለዩ ዓይነት ዘለዎም ምግብታት ተቐሪቦም ኣለዉ ከምኒ በዓል እንጀራ ጒዕ ፓስታ ዝኣምሰሉ

ዊሃ ብጣዕሚ ደስ ዝብል እንዳቡና ኢና ርይ ዘለና ።ኣብዝቦታ እዙይ ድማ ዝተፋላለየ ዓይነት ቅርጽን ኅብርን ዘለዎ ዓይነታት ስፍት ከፍ ሞበልን ከም ድማ ኸምመገያጺ ኮይኖም ድማ ተቐሚጦም ይርከቡ።

እቲ ንርእዮ ዘለና ስራሕ ስራሕቲ ሸቐጣ ሸቐጥ እዩ ያው እቶም ንሪኦም ዘለና ኣፍቲ ስራሕ እዚ ዝነጥፉ ሰባት ድማ ዝተወሰኑ ናይ ሙስሊም ማሕብረሰብ እነየውዎም

ዋው ብጥዕሚ ደስ ዝብል መሰረተ ልመዓት ኢና ንርኢ ዘለና። እቲ ጸርግያ ድማ ብጣዕሚ ዝስሒብ ኮይኑ እቲ እቶም ዘለዉ ሕንጻታትን መብራህትንውን ብጣዕሚእዮም ዝስሕቡ።

ወው ብጥዕሚ ደስ ብሉ ጫማ ኢናንር ዘለና ዘም ጫማ እዚኣቶም ድማ ናይክ ይብሃሉ ረጊጽ ካዮም ካሕሓደ ቦታ ናብ ካል ቦታ ኣኽትንቃ ሠቐስ ድማ ብዙኅ ብጥኣሚ ደስ ዝብል ሙቾት ዝፈጥሩን እዮም

ዋ ብጣዕ ሚደስ ዝብል ገዛኢና ንርይ ዘለና እዝ ገዛ እዙይ ድማ ብስተፋላለዩ ዓይነታት ኅብር ዘለዎ ምዕምበባታት ተጋይጹ ይርከብ ዘምዕምበባታት ድማ ነዮዕለም ቅርጽን ኅብርን ዝወነኑ እዮም።

ከምቲይ ንርዮ ዘለና እቲጶታ እዙ ብጥዕሚ ኣጸጋሚኒዮ እቶም ኣብ ጕዕዞ ዘለዉ ሰባት ድማ ብጥዕሚ ከም ዝተ ሸጕር እዩ ዘኅብረና ዘሎ።

ዋው ብጥዕሚ ደስ ዝብል ማእኸል ረጋ እና ንር ዘለና ዝማእኸል ረጋ እዙይ ብስተፈላለዩ ዓይነታት ኣትገልታት ዝመልአ ኾይኑ ከምኒበዓል ኣራንሽ ባናና ጳጳየ ድማ ዘሕዚ እዩ።

ዋው ብጥዕሚ ደስ ዝብል ቅርጺ ዘለዎም ተፃወቲ ኩዕሶ ኢና ንርኢ ዘለና ኣብፍቶም ተጻወቲ ድማ እቲ ሓደ ፈደን ይበሃል ተጫወቲ ናይ ማንቸስተር ሲቲ ድማ እዩ።